ባህላዊ ሕክምና ዝብሃል መብዛሕትኡ ግዜ ኣብ ወለድና ዝነበርሉ እዋን ዝጥቀምሉ ዝነበሩ ሕክምና እዩ።

መዝናናዪ ቦታ ዝበሃሉ ኣብ ዝተፈላለዩ ቦታ ዝርከቡ ኮይኖም ንኣብነት ንወዲ ሰብ ካብ ጭንቀት ዘውፅኡ ወይ ከዓ ኣእምሮ ንምሕዳስ ዝጠቕሙ ቦታታት እዮም።

ናይ ገዛ ኣቑሑ ንብሎም ኣብ ገዛ እንጥቀመሎም ኣቑሑት ኮይኖም ከም ብዓል በረድስቲ ካልኦት ዝኣምሰሉ ነገራት ኮይኖም ኣብ ገዛ ከም ምግቢ መብሰሊ ክንጥቀመሎም እንኽእል ኢና።

እፅዋት ማለት ተኽሊታት ወይ ከዓ ን ወዲሰብ ከም ዕንፀይቲ ኮይኖም ዘገልግልዎ ን ዝተፈላለዩ ስራሕቲ ዝዉዕሉ ጠቀምቲ ነገራት እዮም ።

ናይ ገዛን በረኻን እንስሳት እንብሎም መበዛሕትኡ ግዘ ናይ ገዛ እንስሳታት ምስ ሰብ ዝተላመዱ እንትኾኑ ናይ በረኻ ድማ ምስ ሰብ ዘይተላመዱ እዮም።

ዜና ኣውትር እንብሎ ፀብፃብ ወይከኣ ሓበሬታ ዝተፈላለየ ቦታ ብምእካብ ንማሕበረሰብ ምቅራብ ማለት እዩ።

ታሪክን ተፈጥሮን ክልተ ተፃመድቲ ወይ ከዓ ተዛመድቲ ነገራት ኮይኖም ታሪክ ማለት ኣብ ሕሉፍ ዛንታ ዝዝንቱ ኮይኑ ተፈጥሮ ማለት ድማ ንሓደ ዝኾነ ነገር ክስተት እንትዝንቱ ኣካል እዩ፡፡

ናይ ገዛን ቢሮን ኣቁሑት ዝበሃሉ ዝተፈላለዩ ኣቁሑ ኮይኖም ኣብ ገዛን ኣብ ቢሮን ንጥቀመሎም ኣቁሑት ኮይኖም ልክዕ ዝተፈላለዩ ኣቁሑ እዮም፡፡

ተፈጥሮን ኣከባብን ክንብል ከለና ተፈጥሮ ማለት ናይ ሓደ መቦቆል ክስተት እንትከዉን ኣከባቢ ድማ ዝተፈላለዩ ሰባት ተኣኪቦም ዝነብርሉ ቦታ እዩ።

ቤት ምግብ መስተን ንወድስብ ናይ ምምጋብን አብ መስተ አቅርቦት ናይ ምሃብን ዘለዎም ኮይኖም መብዛሕቲኡ ግዜ ዝስርሑ ወይ ከዓ ዝነጥፉ አካላት እዮም።

ምግብታት እንብሎም ብዓብይኡ ንወዲሰብ ከም ሂወት ሂቦም ዘገልግሉ ኮይኖም ወዲሰብ ኩሉ ግዜ ኣብ ዕለታዊ ምግቢ ይምገብ።

ናይ ገዛን በረካን እንስሳት ዝባሃሉ ክልተ ዝተፈላለዩ እንስሳት ኮይኖም ኣብ ገዛ ዝነበሩን እቶም ሓደ ከዓ ኣብ በረካ ዝነብሩን እንስሳት እዮም፡፡

ባንዴራ ክንብል ከለና ዝተፈላለዩ ሕብሪ ዝሓዘ ኮይኑ ትርጉሙ ድማ ከከም ሃገር ወይ ድማ ዓዲ ዝፈላለ ኮይኑ ናይ መለለዪ መንነት ክኸዉን ይኽእል እዪ ።

መሰረታዊ ግልጋሎት እንብሎም ግልጋሎት ዋሃብቲ ትካላት ኮይኖም ንህዝቢ ኣብ ጥቕሚ ኣብ ምሃብ ወይ ከዓ ኣብ ዝተፈላለየ ዓውደ ስራሕቲ ንኽነጥፍ ዝሕግዙ ትካላት እዮም፡፡

መሰረተ ልምዓት እንብሎም ክዓ ንዝተፈላለዩ ቦታታት ዝህነፁ ኮይኖም መንግስቲ፣ ንህዝቢ ኣገልግሎት ክህቡ ኢሉ ዝሃነፆም ቦታታት ኮይኖም ኣገደስቲ እዮም፡፡

ወዲ ሰብ ነናይ ባዕሉ ሓሳባት ወይ ከዓ ናይ ሓሳብ ልዉዉጥ ብምግባር አርማ ብዝብል ሓሳብ ብምግላፅ ንዝተፈላለዩ ኩነታት ብምጥቃም ምዕዋት ማለት እዩ።

ናይ ገዛን ቢሮን ኣቑሑት ኣፈላላይ ኣለዎም። ማለት እዉን ናይ ገዛ ክንብል ከለና ኣብ ገዛ እንጥቀመሎም እንትኾኑ ቢሮ ኣቑሑ ድማ ኣብ ቢሮ ወይ ከዓ ኣብ ስራሕ ቦታ ንጥቀመሎም ኣቑሑት እዮም።

ማሽናት ዝበሃሉ ስራሕ መፍጠንቲ ወይ ከዓ ብጣዕሚ ቅልጣፈ ዘለዎም ዓበይቲ ኣካላት ኮይኖም ንወዲ ሰብ ጥቕሚ ዝህቡ እዮም፡፡

ስፖርት ዝብሃል ንወድሰብ ሰውነት ምንቅስቃስ ወይከዓ ኣካል ብምንቅስቃስ ዝገብሮ ዑደት ወይከዓ ስራሕ እዩ፡፡

ሓደ ሰብ ኣብ መንገዲ እናኸደ ከሎ ሙዚቃ ብምድማፅ ወኒ ወይ ከዓ ኣእምሮ ከሕድስ ይኽእል እዩ፡፡

እፅዋት ማለት ተፈጥራዊ ዝኾኑ ከም ተኽሊ ዝኣምሰሉ ኮይኖም ንወዲ ሰብ ብጣዕሚ ጠቐምቲ ካብ ዝባሃሉ ንዝተፈላለዩ ስራሕቲ ዘውዕሎም ኣካላት እዮም።

ሕጊ ኣክበርቲ ዝባሃሉ ወገናት ኣብ ዝተፈላለየ ቦታ ከይዶም ራብሻ ዝተፈጠረ ብሰላማዊ መንገዲ ምፍታሕ ማለት እዩ፡፡

ወዲሰብ ፅሕፈት መሳርሒ ካብ ዝጥቀም ብዙሕ እዋን ጌሩ ኣሎ ምክንያቱ ፅሕፈት መሳርሒ ማለት ንወዲሰብ ጠቐምቲ ካብ ዝበሃሉ መሳርሕታት እዮም።

መፋለጢ ክንብል ከለና ድማ ኣብ ዝተፈላለዩ ዓዉደ ስራሕቲ ወይ ከዓ ኣብ ስራሕ ነቲ ስራሕካ ኣዝዪ ብፅቡቅ ኩነታት ንክፍለጠልካ ንምግባር ስራሕ ማሐት እዪ ።

መፃሓፍትን ጋዜጣን ንወዲ ሰብ ከም ምገቢ ወይ ከዓ ሓበሬታ ኮይኖሞ ዘግልግሉ ኣካላት ኮይኖሞ ደስ ዝብል ሓበርታ ዘሎዎም እዮሞ፡፡